ኣብ ዓድና ዝተፋላለዩ ናይ መዘናጊዒ ሻሂ መስተይ መሕደሪ ወይከዓ መደቀሲ ካኡ ድማ ኽባራትን ሕሳራትን ሆቴላት ክህል ይክእሉ እዮም። ኣነ ካብቶም ዝረከቦም ሆቴላት ወይከዓ ካብቶም ዝተጠቐምክሎም ሆቴላት ከንኣን ዝበሃል ሆቴል ሓደ እንትኸውን ንምቕማጡ ንምድቃስ'ውን ኣዝዩ ፅቡቅ እዩ።

እዚ ብዕሪር ዝበሃል ኻብ እፅዋት ሓደ እንትኸውን ከም ባህላዊ መድሓኒት እውን ንጥቀመሉ ንኽእል ኢና። መብዛሕተኡ ግዘ ኣብ ከባቢ ገጠራት ዝበቅል እንትኸውን ንቁስሊ መድሓኒ ወይ ካዓ ንከብዲ ቁርፀት ከም ምድሓኒት ኮይኑ የገልግል ።

ኣብ ዝተፈላለይ ክፍልታት ወይ ከዓ ከተማታት ትግራይ ናይ ቦንዳ ክዳውንቲ ኣዝየም ዝውትር እንተኾኑ፣ ብፍላይ ድማ ኣብ ከተማ መቐለ ኣዝዩ ዙውትር እዩ። እዚ ድማ እቲ ሕብረተሰብ ብዝተፈላለዩ ወይ ከዓ ብሕሳር ዋጋ ክረክቦም ስለዝክእል ኣዚዩ የዘውትሮም።